እዚ እንሪኦ ዘለና ምስሊ ሰባት ተኣኪቦም ዝኮነ ብዓል እናክበሩ ይርከቡ። ንክብሪ ሰማእታት ክብሉ ከዓ ካብ ወንበሮም ተላዒሎም ጠጠው ኢሎም እኒሂዉ ።ንምካኑ እዞም ሰባት ናይ ኣበይ ዓዲ ሰባት ይመስልኩም?

እዚ ንሪኦ ዘለና ምስሊ ኣዝዩ ደስ በሃሊ ሰሓብን እዩ፡፡ ሜዳ ዝኾነ መዝናነዪ ኣብዚ ቦታ መናእሰይ ኩዕሾ ክፃወቱ ይኽእሉ እዮም፡፡ ንምዃኑ እዚ ቦታ ኣበይ ከባቢ ይመስለኩም?

እዚ ምስሊ እዙይ ዘርእየና ሓንቲ ሓፍትና እኒኣ ብጣዕሚ ደስ ባሃሊት ባህላዊት ሓፈትና ማለት እዩ። ፀጉራ ከም ባህላዊ ተቆኒናቶ እኒኣ ኣብ ክሳዳ እውን ባህላዊ ዝኮነ መመላክዒ እኒሀዋ ስለዚ እዛ ሓፍትና ተቀኒናቶ ዝኒአቶ ቁናኖ እንታይ ዝባሃል ይመስለኩም?

እዚ ኣብ ምስሊ እንሪኦ ዘለና ንብዙሓት ካብ ፅምኢ ዝገላግል ማይ እዩ፡፡ ሽሙ ከዓ ስፓ ይበሃል፡፡ ንምዃኑ ስፓ ማይ ካበይ ዝምንጩ ይመስለኩም?

ደጊ ሰባት ደጋወጽ ብቓቐምኒ ምሕላው ስተፋልሉይ መማላኽ ዓዕታትን መጋይጽተትን ይጥቀሙ እዝ መመላኽ ዕታትን መጋይጽተትን ቖርወት ንጸጕርን ኻልኦትን ከጸብቕልና ይኸእሉ እዮም እዝ ንርእዮ ዘለና ቕብኣት ኦልብ ይበሃል ኦልፍካም እንተይሠራሕ ይመስለኩም?

ኣብዚ ምስሊ ንሪኦም ዘለና ሰባት ባእሲ ኔሮም ብምኽንያት እዚ ኣብ ማእኸሎም ዘሎ በዓል ፃዕዳ ይዕረቑ ከምዘለዉ የሪአና ምትዕራቖም ካዓ ብሰላምታ ይገልጹ ኣለዉ። ስለዚ እዞም ሰባት እንመን ይበሃሉ ይመስለኩም?

እዚ እንሪኦ ዘለና ምሰሊ ብጣዕሚ ደስ... በሃሊ ፅርግያ ኾይኑ፤ አብኡ ኸዓ ከም እንዳ ቁርሲ ቤትን ዓበይቲ መኻይንን ዘለዎ ቦታ እዩ፡፡ ንምዃኑ እዚ ቦታ አበይ ዝርከብ ይመስለኩም?

እዙይ እንርእዮ ዘለና ምስሊ ደስ ዝብል ኣሰራርሓ ዘለዎ ንመስሕብ ቱሪዝም ዝውዕል ቦታ እዩ። ብጣዕሚ ስሓብን መራኺን ከምኡ እውን ሙቾት ዘለዎ ቦታ እዩ። ንምዃኑ እዘይ ቦታ ኣበይ ከባቢ ዝርከብ ይመስለኩም?

እዚ ኣብ መስሊ እንሪኦ ዘለና ሰብ ሃርበኛ ተጋዳላይ ንብዙሓት ተፈታውነት ዘትረፈን ተጋዳይ እዩ። ንምኳኑ እዚ ሰብ ሽሙ መን ይበሃል ይመስለኩም ?

እዚ ምስሊ ከም ዘሪኢና ብጣዕሚ ደስ ባሃሊ ፅርግያ ከምኡምን ብጣዕሚ ደስ ባሃሊ ዘመናዉነት ዝሓለወ ህንፃታት እኒህዎ። ብጣዕሚ ደስ ባሀሊቲ ዝኮና መኪናታት እውን እኒህዎ። ስለ እዚ ናይ እዚ ህንፃ እና ናይ እዘን መካይን በዓል ዋና መን ይምስልኩም?

እዚ ኣብ ምስሊ እንሪኦ ዘለና ኣብ መብዛሕትኡ ገዛ ኣብ ብኣብዘሓ ንምግብት ዝውዕል ቅልል ዝበለ ኣሰራርሓ ዘለዎ ብጣዕሚ ጥዑም ምግቢ እዩ፡፡ ንመዃኑ እዚ ምግቢ ካብ ምንታይ ይስራሕ ይከውን?

ከም ዝፍለጥ ሰባት ክሓሙ እንተለው ክልተ ዓይነት ሕክምና ይጥቀሙ። ዘመናዊ ሕክምናና ባህላዊ ሕክምና። እዙይ እንርእዮ ዘለና ከዓ ንባህላዊ ሕክምና ዝጠቅም ሱራሱር እዩ። ንምዃኑ እዙይ ሱራሱር ናይ መን ከ ይኸውን?

እዚ እንሪኦ ዘለና ቦታ ቡዙሓት ሰባት ዘተአናግድን ቡዙሓት ሰባት ከአ ተፈታውነት ዘትረፈን አብ ከተማ አክሱም ዝርከብ አክሱም ቱሪንግ ሆቴል እዩ፡፡ ንምዃኑ ናይዚ ሆቴል በዓል ቤት መን ይመስለኩም?

እዚ ኣብ ምስሊ ከም እቲ እንሪኦ ዘለና ብጣዕሚ ደስ በሃሊ ኣብ ዓብይ ከተማ ከምኡ እውን ዘመናዊነቶም ዝሓለዉ ህንፃታት ዘለዎ ደስ በሃሊ ፅርግያ እዩ ዝንኤ፡፡ እዚ ፅርግያ ኣበይ ከባቢ ይርከብ ይመስለኩም?

እዚ ኣብ ምስሊ ንሪኦ ዘለና ህልም ዝበለ በረካ ኮይኑ ብጣዕሚ ሰሓቢ ንመስሕብ ቱሪዝም ዝውዕል ቦታ ይመስል:: ንምኳኑ እዚ ምስሊ ኣበይ ዝርከብ ይከዉን ?

እዚ ንሪኦ ዘለና ምስሊ ድቕቕ ዝበሉን ነዋሓትን ዝኾኑ ተኽሊ ዕፆዋታት ዘሎዎ ቦታ እዩ። ብጣዕሚ ደስ በሃሊ ቦታ እዩ ዝንሄ። እዚ ቦታ ኣበይ ከባቢ ዝርከብ ይመስለኩም?

እዚ ምስሊ ከምዚ ንሪኦ ዘለና ብጣዕሚ ደስ በሃሊ ዓብይ ዝኾነ ኦም እኒአ ማለት እዩ፡፡ አብዚ ኦም ከዓ ዝተፈላለዩ አቑሑ እኒአው፡፡ እዞም አቑሑ ካዓኒ እንታይ ይበሃሉ? ቆፎ ንህቢ እዮም፡፡ ቆፎ ንህቢ ካዓ ንምንታይ ይጠቅም? ንንህቢ መቐመጢ፡፡ እዞም ቆፎ ንህቢ ናይ መን ይመስለኩም?

እዙይ ምስሊ ዘርእየና ብፃዕዳን እና ብቀይሕ ከምኡ እውን ብቆፃል ዘግየፀ እና ብሰማያዊ ዘግየፀ ባንዴራ እዩ። እዙይ ባንዴራ ከዓ መለለይ መንነት ናይ ሓንቲ ሃገር ወይ ከዓ ናይ ሓደ ህዝቢ እዩ። ስለዚ እዛ ባንዴራ ናይ ኣበይ ዓዲ ባንዴራ እያ?

ካብዚ ምስሊ ንርድኦ ብጣዕሚ ጥዑም እና ደስ በሃሊ ዝኾነ ናይ ፆም እና ናይ ስዕረት ምግብታት እኔእዉ፡፡ ብጣዕሚ እዮም ጥዑማት። እዚ ከዓ ከምዚ ዓይነት ኣቀራርባ እንተሃልዩ ከዓ ብመኣዲ ብሓባር ኮይንካ ኢኻ ትበልዕ ማለት እዩ። ስለ እዚ እዚ ከምዚ ዓይነት ኣቀራርባ ናይ ኣበይ ከባቢ ይመስለኩም?

እዝ ንርዮ ዘለና ምስል ስሕ ቶን ተጥ ዘበልን ዳኸ ምዃኑ ብጥዕሙ ሙች ንሳሓብን ንመዝናነይ መናእሰ ዝኸቡን ቦታይ ምዃኑ እዝቦታ ኣበይ ዝ ረከቡ ይመስለኩም?

እዚ እንሪኦ ዘለና ብጣዕሚ ገራሚን ደስ ባሃሊን እና ከመይ ገይሮም እዮም ሰሪሖሞ ዘብል ውፅኢት ኢደ-ጥበብ እዩ። ብጣዕሚ ደስ ባሃሊ ከምቲ እንሪኦ ዘለና ማይ ኣዕቒሩ ኣብ ከባቢኡ ድማ ተክሊታት ኣለው። ስለዚ ናይዚ ኣቕሓ እዙይ ሽሙ እንታይ ይባሃል?

እዛ ንሪኣ ዘለና ሓፍትና ብጣዕሚ ደስ ባሃሊ ቁናኖ ተቆኒና እኒሃ ፡፡ ናይዚ ቁናኖ ሽሙ ከዓ ፅርግያ ይብሃል ። ንምዃኑ ንዛ ሓፍትና መን ቆኒንዋ ይኸውን ?

እዚ እንሪኦ ዘለና ቦታ ብርክት ዝበሉ ሰባት ዝተአከብሉ ብርክት ዝበለ ዝሽየጥ አቑሑ ዘለዎን ዕዳጋ እዩ፡፡ ንምኳኑ እዚ ዕዳጋ ናይ አበይ ከባቢ ዕዳጋ ይመስለኩም?

እዚ ኣብ ምስሊ ንርኦ ዘለና ናይ ገዛ ኣቑሑ ኮይኑ ፊስቶ ወይ ከዓ ዓብይ ጎማ ይበሃል። እዚ ከም መቀመጥ ሕሩጭ ወይ ከዓ ጥረ እኽሊ ወይ ከዓ መውህለሊ ማይ ንጥቀመሉ እዩ። ስለዚ እዚ ፍስቶ እዚ ካበይ ዝመፀ እዩ?

እዚ ምስሊ ንሪኦ ነገር እንተሃለወ ማለት እዩ እዚ ቦታ ናይ ደቂ አንስትዮ ፀጉሪ እንስረሐሉ ቦታ እዩ:: እና ብጣዕሚ ደስ ዝብል ሰብ ስራሕ ፀጉሪ እውን እንሄ:: ስለዚ እዚ እንዳ ፀጉሪ እዚ ናይ መን ይመስለኩም?

ኣብ ዝተፈላለየ ቦታታት ብርክት ዝበለ ማሕበረሰብ ዝጥቀመሎም ዝተፈላለዩ መሰረታዊ ግልጋሎታት ኣለዉ፡፡ እዚ ንሪኦ ዘለና ምስሊ ከዓ ካብኣቶም ሓደ ኮይኑ ኣብ ርሑቕ ምስ ዘለዉ ቤተሰብ ንኽንራኸብ ይሕግዘና፡፡ ንምዃኑ እዚ ኣበይ ዝተሰርሐ ይመስለኩም?

እዚ እንሪኦ ዘለና ከባቢ ብጣዕሚ ደስ ባህሊ ባህላዊ ኣሰራርሓ ዝተከተለ ግን ከዓ ብጣዕሚ ንትርኢቱ ሳሓቢ ተክሊታት ዘለዎ ቦታ እዩ ዝኒሄ። ንምካኑ ነዚ ገዛ እዙይ ዝሰረሐ ሰብ መን ይመስለኩም?

እዚ ምስሊ ዘርእየና ኣብ ከተማ ኾይኑ ኣብ ፅርጊያ ኸባቢ ምዃኑ ንርዳእ፡፡ ኣዕዋፋት እውን ይነ ይበራ ኣለዋ፡፡ መብራህቲ ናይ ደገ እውን እንሃ፡፡ ስለዚ እዚ ከባቢ ኣበይ ይመስለኩም?

እዚ ምስሊ ዘርእየና ከዓ ብጣዕሚ ደስ በሃልን ሰሓቢን ዝኾኑ ጎቦታትን ልምሉም ቦታን ዘለዎ ዓዲ እዩ እንኤ። ብጣዕሚ ናይ ታሪኽ ቦታ ምዃኑ እዉን የርእየና። ብጣዕሚ እዩ ደስ ብሃሊ። እና እዚ ኣበይ ከባቢ ዝርከብ ይመስለኩም?

እዚ እንሪኦ ዘለና ምስሊ ሓውን ሓፍትን “ንነዊሕ እዋን” ተፈላልዮም ፀኒሖም፤ ተራኪቦም ሰላም ንክበሃሃሉ እናተጓየዩ ይርከቡ፡፡ ንምኳኑ እዞም ክልተ አሕዋት ብምንታይ ምክንያት ኾን ተፈላልዮም ይነብሩ?

እዚ ምስሊ ዘርእየና ገጠር ከባቢ ከምዝኮነና እዛ መኪና ከዓ ትኩዕቶ ከምዘላን ፅርግያ ንክስራሕ ማለት እዩ፡፡ ስለዚ ነዚ ፅርግያ እዚ ዘኩዕቶ ዘሎ መን ይመስለኩም?

እዚ እንርእዮ ዘለና ምስሊ ብጣዕሚ ደስ ዝብል ተኽልታት ዝበዝሖ ቦታ ኾይኑ ኣብ ምስፍፋሕ ዝርከብ ከተማ እዩ። ንምኳኑ እዚ ከተማ ኣበይ ከባቢ ኮን ይርከብ ይኸውን?

እዚ ንሪኦ ዘለና ምስሊ ብጣዕሚ ሰሓቢ ይበል ዓዲ ዘብል ብጣዕሚ ደስ በሃሊ ጎቦታት ዝበዝሖ እሞ ከዓ እቶም ጎቦታት ብሳዕሪ ዝተሸፈኑ ይበል ዓዲ ብጣዕሚ ሰሓቢ ናይ ብሓቂ ደሰ በሃሊ ዓዲ ንምዃኑ እዚ ቦታ ኣበይ ከባቢ ዝርከብ ይመስለኩም?

እዚ ንሪኦ ዘለና ምስሊ ብጣዕሚ ደስ በሃልን መፍርሒን ዘይድፈር ዓይነት ቦታ እዩ፡፡ እዚ ቦታ ኻዓ ሃይማኖታዊ ቦታ እዩ፡፡ ዝገርም ኣሰራርሓ እዩ እኒኦዎ፡፡ ንምዃኑ ነዚ ዝሰርሐ መን ይመስለኩም?

እዚ ንሪኣ ዘለና ምስሊ ተኽሊ በለስ ይበሃል፡፡ ተኽሊ በለስ መብዛሕትኡ ግዜ ኣብ እዋን ክረምቲ ንምግብነት ንጥቀመሉ፡፡ ንምዃኑ ተኽሊ በለስ ኣበይ ከባቢ ዝበቊል ይመስለኩም ?

እዚ ምስሊ ከምቲ ንርእዮ ዘለና ብጣዓሚ ደስ ባሃልን ኣብ ወሰን ፅርግያ ዝርከብን ኮይኑ ኣብዚ ቦታ ከዓ ስራሓቲ ሓፂነመፂን እዩ ዝስረሐሉ። ስለዚ እዚ እንዳ ሓፂነመፂን ናይ መን ይመስለኩም?

እዚ ዘርኤና ዘሎ ናይ ጉድጓድ ማይ እዩ፡፡ ኣብ ብዙሓት ገጠራት ዝርከብ ኮይኑ እዚ ማይ እዚ ከዓ ንምስታይ እውን ክጠቅም ይኽእል እዩ፡፡ ንመሕፀቢ፣ ንኹሉ ነገር ካብዚ ማይ እዮም ዝጥቀሙ ማለት እዩ፡፡ እና ብጣዕሚ ደስ በሃሊ ማይ እዩ፡፡ ስለዚ እዛ ማይ እዚኣ መን ኲዒትዋ ይመስለኩም?

እዚ እንርእዮ ዘለና ምስሊ ዘመናዊ ኣሰራርሓ ዝተኸተለ ህንፃታት እኒሄዎ። ሰፊሕ ፅርግያ እውን እኒሄዎ። ብኡ እትሓልፍ ቢራ ዝፀዓነት መኪና ኸዓ እኒሃ። ንምዃኑ እዛ መኪና ናይ መን ኮን ትኸውን?

እዚ ምስሊ ዘርእየና ኣብ ከባቢ ገጠር ኮይኑ ሓደ ኣቦ ምስ ክልተ ኣንስቲ ካብ ገዛ እናወፁ ከምኡ እዉን ብኣእዋም ዝተሰርሑ ናይ ገጠር ባህላዊ ገዛታት የርእየና። እዚ ከባቢ ኣበይ ዝርከብ ይመስለኩም?

እዙይ ኣብ ምስሊ እንርእዮ ዘለና ውፅኢት ሓፂነ መፀን ዝኾነ ማንካ ዘለዎ ብረድስቲ እዩ። ብረድስቲ ንመስርሒ ፀብሒ ይጠቅም። ንምዃኑ ብረድስቲ ዝሰረሐ ሰብ መን ይመስለኩም?

እዚ እንሪኦ ዘለና ምስሊ ብርክት ዝበሉ ማሕበረሰብና ኣብ ገጠር ከባቢ ዝነብሩሉ ንመንበሪ ዝጥቀምሉ ዓይነት ኣሰራርሓ ገዛ እዩ። ንምኳኑ እዚ ገዛ ናይ መን ኮን ይኸዉን?

እዚ አብ ምስሊ እንሪኦ ዘለና ባህላዊ ምግቢ እዩ። እዚ ምግቢ ካዓ መብዛህትኡ ጊዜ አብ ዞባ ምብራቅ ትግራይ ይዝውተር። ሽሙ ካዓ ጥሕሎ ይባሃል። ንምኳኑ ነዚ ጥሕሎ ዘዳለወት መን ትባሃል ?

እዚ ንርኦ ዘለና ምስሊ ተኸተልቲ እምነት ክርስትና ሃይማኖትዊ ኣምልኾ ዝውዕልዎ ቦታ ቤተ ክርስትያን ክኾን ከሎ። ኣብ እቲ ከባቢ ካዓ ቀሺ እንሄው። እዞም ቀሺ ሽሞም መን ይኸዉን?

እዚ እንርእዮ ዘለና ቪድዮ ብጣዕሚ ደስ ባሃሊ ቁናኖ እንኤ። እዚ ቁኖ ብጣዕሚ እዩ ደስ ዝብል። ከምኡ እውን ሰብ ስራሕ ዝኮነ ፀጉሪ እውን ተወሲክዎ እንኤ። ስለዚ ነዛ ሓፍትና እቲ ፀጉራ መን ሰሪሕዋ ይመስለኩም?

እዚ እንሪኦ ዘለና ምስሊ ብጣዕሚ ደስ በሃሊ ን ዓይኒ ሰሓቢ ዝኾነ ክባር ዝኾነ መዓድን እዩ ዝንሄ ማለት እዩ። እዚ መዓድን ከዓ ከም መጋየፅታት ኢና ንጥቀመሉ ።ስለዚ እዚ መኣድን እዚ ኣበይ ይርከብ ይመስለኩም?

አዚ እንሪኦ ዘለና ምስሊ ናይ ሃይማኖት ቦታ እዩ። ብጣዕሚ ባህላዊ ዝኾነ ናይ ሃይማኖት ቦታ እዩ እንሄ ማለት እዩ። ካቡኡ ከዓ እንኤዉ ሓደ ኣቦና ኣብዚ ናይ ሃይማኖት ቦታ ሃይማኖታዊ ክዴትኦም ክፍፅሙ ኣብኡ እናፀለዩ ንርኢ። ስለዚ እዚ ቦታ ኣበይ ከም ዝርከብ

ብተፈጥሮ ዝረኸብናዮም ብዙሓት እፅዋት ኣለዉ። ካብዞም እፅዋት ገሊኦም ቆፅሊ ዘለዎም፣ ፍረ ዘለዎም ወይ ከዓ ዕምበባ ዘለዎም ክኾኑ እንከለዉ እቶም ካልኦቶም ከዓ ቆፅሊ ይኹን ዕምበባ ወይ ከዓ ፍረ ዘይብሎም እዮም። እዚ ንሪኦ ዘለና ቀይሕ ዕምበባ ዘለዎ እፅዋት ንምንታይ ዝጠቅም ይመስለኩም?

እዚ ምስሊ ዘርእየና ብጣዕሚ ደስ... በሃሊ ሰፊሕን ፅርጊያ እዩ እኒሀ፡፡ ብጣዐሚ ደስ በሃልቲ ዝተጀመሩ ይኹን ክሳብ ሕዚ ዘይተወዱኡ ህንፃታት እኒአው፡፡ ስለዚ እዚ እዞም ህንፃታት ናይ መን እዮም?

እዚ ምስሊ እዚ ዘሪኤና ብዙሓት ወታድራት እኒአው። ብጣዕሚ ደስ ዝብል ኣከዳድና ዘለዎም እና ብጣዕሚ ደስ ዝብሉ ቁመና ዘለዎም ወታድራት እዮም። ስለዚ እዞም ወታድራት እዚኣቶም ናይ ኣበይ ሃገር ወይ ናይ አበይ ዓዲ ወታድራት ይመስሉ?

እዚ ንሪኦ ዘለና ምስሊ ናይ ገጠር ገዛ ኾይኑ ብዝሕ ዝበሉ ሰባት ተኣኪቦም እናውግዑ ይርከቡ፡፡ ንምዃኑ እዚ ገዛ ኣበይ ከባቢ ዝርከብ ይመስለኩም?

እዙይ እንርእዮ ዘለና ምስሊ ኣብ ከምኒ በረከታት ሱዳን ስዑድ ዓረብን ዝኣምሰሉ ዝወቅል ተኽሊ ተምሪ ይብሃል። ተምሪ መብዛሕቲኡ ግዜ ሙስሊም ኣብ እዋን ፆም ይጥቀሙሉ። ንምዃኑ ተምሪ እንታይ ዓይነት ጣዕሚ ይህልዎ ይኸዉን?

እዚ እንሪኦ ዘለና መሸጢ ናይ መመላኽዒ ናዉቲ መሸጢ እዩ። ብዝተፈላለዩ መመላኽዕታት ከዓ እንኤዉ። ከም እኒ ንፀጉሪ ዝኾኑ ቅብኣት፣ ንገፅ ዝኮኑ ንዝተፈላለዩ ነገራት ዝዉዕሉ መፀባበቕታት እንኤዉ። ስለ እዚ መፀባበቂ ዝሽየጠሉ ድንኳን ኣበይ ከባቢ ይመስለኩም?

እዚ እትሪእዎ ዘለኩም ክዳን ናይ ደቂ አንስትዮ ባህላዊ ክዳን እዩ፡፡ እዚ ክዳን አብ በዓላት ከምኡ እውን አብ ካልኦት ናይ ደስታ መዓልትታት ዝክደን ክዳን እዩ። ንምኳኑ እዚ እትሪእዎ ዘለኩም ክዳን ሹሙ እንታይ ይበሃል ይመስለኩም?

እዚ እንሪኦ ዘለና ከባቢ ብጣዕሚ ደስ በሃሊ ሰሓቢ ዘመናውነቱ ዝሓለወ ህንፃን ተኽሊታትን ከምኡ እውን ፅርየቱ ዝሓለወ ቦታ ናይ በሓቂ ንዓይኒ ሰሓቢ ከባቢ ብጣዕሚ ደስ በሃሊ ቦታ እዩ። ንምኻኑ እዚ ቦታ ኣበይ ዝርከብ እዩ?

እዚ ምስሊ ዘርኤና ኣብ ብጣዕሚ ደስ በሃሊ ተኽልታት ዝበዝሖ ፅርግያ ወታደራት ናይ ሓንቲ ዓዲ እናተንቀሳቐሱ ወይ ኸዓ ሰላማዊ ሰልፊ እናገበሩ እዩ ዘርኤና፡፡ ስለዚ ብጣዕሚ ደስ በሃሊ ፅርግያን ደስ በሃልቲ ወታሃደራትን እዮም እኔዉ፡፡ እዞም ወታደራት ናይ ኣበይ ዓዲ ወታደራት እዮም?

እዚ ምስሊ ዘርእየና ናይ ገጠር ገዛ ኮይኑ ካብ ሳዕሪ ዝተሰርሐ እዩ እንኤ። ደስ ዝብል ተኽልታት እዉን እንኤዎ። ቀላሚጦስ እንኤዎ። ዝተቐመጠ ሓሰር እዉን እንኤ። ስለዚ እዚ ቦታ ኣበይ ከባቢ ዝርከብ ይመስለኩም?

እዚ ኣብ ምስሊ እንሪኦ ዘለና መንእሰይ ሓውና ናይ ሓንቲ ሃገር ብማሕበረሰብ ፀጥታ እዩ ። ንምዃኑ እዚ መንእሰይ ብኣከዳድንኡ ርኢኹም ናይ ኣበይ ዓዲ መኽበሪ ፀጥታ ይመስለኩም ?

እዚ ምስሊ ዘሪኢና ናይ ኮሌጅ ኒው ላይፍ ህንፃ እዩ። ብጣዕሚ ደስ በሃልን ዘመናዊ ንዓይኒ ሰሓቢ ዝኾነ ቀለማት ዉን እነሂዎ። ብጣዕሚ ብተኽ ብተኽልታት ዉን ዘግየፀ ቦታ እዩ ዝኒሄ። ደስ ባህሊ እዩ። ስለዚ መስራቲ ናይዚ ኮሌጅ መን እዩ?

ኣብ ዓለም ንወዲ ሰብ ዘሓድሱ ንዓይኒ ከዓ ሰሓብቲ ዝኾኑ ተፈጥሮታት ኣለዉ፡፡ እዞም ተፈጥሮታት ከም ጎቦታት ክኾኑ ይኽእሉ፤ ሜዳታት፣ ምድረ በዳታት ከምኡ ከዓ ብሳዕሪ ዝተሸፈኑ፡፡ እዚ ከዓ ብሳዕሪ ዝተሸፈነ ጎቦ እዩ እኒሀ፡፡ ኣበይ ከባቢ እዚ ይርከብ ኢልኩም ትሓስቡ?

እዚ ምስሊ ዘሪኤና መነፀር ወይከዓ መጉልሂ ይባሃል፡፡ እዚ ዝተፈላለዩ ዓይኖም ዝሓመሙ ሰባት እዮም ዝጥቀምሉ፡፡ ንመመላኽዒ ውን ዝጥቀምሉ ኣለው እዮም፡፡ ስለ እዚ መነፀር ዝሰርሐ ሰብ መን ይባሃል?

እዚ እንሪኦ ዘለና ምስሊ ብጣዕሚ ደስ በሃሊ ናይ ገጠር ከባቢ እዩ እኒሀ፡፡ ብጣዕሚ ሉምሉም ከምኡውን በረኻማ፣ ጎቦታት ዝበዝሖ፣ ባህላዊ ገዛውቲ ዝበዝሖ ዓዲ እዩ ዝኒሀ። መብዛሕትኡ ጊዜ ኣብ ደቡብ ከባቢ እዩ ዝርከብ፡፡ ስለ እዚ ንዞም ገዛ እዚኦም መን እዩ ሰሪሑዎም?

እዚ ንርእዮ ዘለና ምስሊ ተማሃሮ እንዳተማሃሩ እዩ። ብጣዕሚ ደስ ዝብል ህንፃ፣ ብጣዕሚ እውን ኣዝዩ ደስ ዝብል ኣማሃህራ፣ ናይ ኣማሃህራ ሜላ፣ ንምኳኑ እዞሞ ተማሃሮ ኣበይ ከባቢ ዝርከቡ ይመስሉ?

እዙይ እንርእዮ ዘለና ምስሊ ኣብ ዝተፈላለዩ ከባቢ ንምግብነት ዝጠቅም ምግቢ ቅጫ ይብሃል። እዙይ ቅጫ ዝሰንከቶቶ መን ይመስለኩም?

እዞም ኣብ ምስሊ ንሪኦም ዘለና ኣቑሑት ኮይኖም ናይ ቀዳሞት ወለዲ ጥበብ ዝገልፁ እዮም፡፡ ናይ ኢድ ውፅኢት እዮም፡፡ ብኢድ እዮም ተሰሪሖም፡፡ እዞም ኣቑሑ ከዓ ኣብ ቤተ ክርስትያን ወይ ከዓ ኣብ እንዳ ክርስትያን እዮም ዘግልግሉ፡፡ ስለዚ ነዞም ቅርፃቅርፂ ዝሰርሐ መን እዩ?

ኣብ ትግራይ ካብ ዝርከቡ ብዙሓት ከየንትን ሙዚቀኛታትን ደቂ ኣንስትዮ ሓንቲ ዝኾነት ኤልሳ ወ/ጀወርግስ ብናይ ራያ ደርፍታታ ትፍለጥ ኮይና ብቡዙሓት ህዝብታት ከዓ ተቐባልነትን ተፈታውነትን ዘለዋ መንእሰይ እያ፡፡ ኤልሳ ወ/ጀወርግስ እንታይ ብዝብል ደርፋ ትፍለጥ?

እዚ ምስሊ ከም እንሪኦ ዘለና ብጣዕሚ ደስ ዘብል ንዓይኒ ሰሓቢ ዝኾነ ጎቦታት ተኽሊታት ዘለዎ ቦታ እዩ ዝንሄ። እዚ ቦታ ናይ ገጠር ንምዃኑ ዘርኤና ነገር እንተሃለወ እቶም ገዛ ብጣዕሚ ዝተሰሓሓቡ እዮም ዝንሄዉ። ስለዚ እዚ ቦታ ኣበይ ከባቢ ዝርከብ ይመስለኩም?

እዚ ምሰሊ ዘርእየና ብጣዕሚ ደሰ ባሃሊን ሰሓብን ዝኾነ ኣብ ከባቢታት ኣክሱም ዝርከብ ከም መስሕብ ትሪዝም ኮይኑ ዘገልግል ቦታ እዩ። ብጣዕሚ እዩ ደስ ባሃሊ። እዙይ ኸዓ ናይ ኣያታትና ኽንደየናይ ጥበበኛታት ምዃኖም ዘርኢ። ስለ እዚ ነዚ ዝሰርሑ መን ይመስለኩም?

እዚ ምስሊ ዘሪኤና ብርክት ዝበሉ ተማሃሮ ኣብ ከባቢ በሪ ኣርፊዶም ተዓፅዮም የሪኣና ።ብጣዕሚ ደስ! በሃሊ ቤት ትምህርቲ እዩ ዝኒአ ።ብዙሓት ተምሃሮ ከዓ ደስ ዝብል ዲቢዛ ተከዲኖም እኒኣው። ስለዚ እዚ ቤት ትምህርቲ እንታይ ይበሃል ይመስለኩም ?

እዚ ምስሊ ዘሪአና ብጣዐሚ ደስ... በሃሊ፣ ልምሉምና ብጣዕሚ ሜዳ... ዝኮነ ቦታ ክኸውን እንዳሃለወ ብመስመር ዝተዘርአ ተኽልታት ከዓ እኒአዎ ማለት እዩ፡፡ ብጣዕሚ እዩ ደስ በሃሊ፡፡ ስለዚ እዞም ተክሊታት አበይ ከባቢ ዝርከቡ ይመስለኩም?

እዛ አብ ምስሊ እንሪአ ዘለና አዴና ብጣዕሚ ምልክዕቲ ደስ... በሃሊ ቁናኖ ዘለዋ ከምኡውን አብ እዝና ዝተፈላለዩ መጋየፂታት ተጠቂማ እኒአ፡፡ ስለዚ እዞም ተጠቒማትሎም ዝኒአቶ መጋየፂታት እንታይ እንታይ ይበሃሉ?

እዚ ንሪኦ ዘለና ምስሊ ብቀዳሞት አያታትና ዝተሃነፀ ብጣዕሚ ሰሓብን ማራኽን ዝኾነ ንናይ ሃይማኖታዊ ግልጋሎት ዝውዕል ህንፃ እዩ እዚ። ህንፃ አበይ ይርከብ ይመስለኩም ?

እዚ ምስሊ ዘሪአና ብጣዕሚ ደስ በሃሊ ናይ ገጠር ቦታ ኾይኑ ኣብዚ ኽዓ ናይ ሃይማኖት ቦታ ኸም ዘለዎ እዩ፡፡ ብጣዕሚ ደስ በሃሊ ንዓይኒ እውን ሰሓቢ እዩ፡፡ ስለዚ እዚ ቦታ እዚ ኣበይ ከባቢ ዝርከብ ይመስለኩም ?

እዚ እንሪኦ ዘለና ምስሊ ብተክልታት ዝተሸፈነ ብጣዕሚ ሳሓቢ ዝኮነ ቤት ብልዕን መስተን እዩ፡፡ ንምኳኑ እዚ ከባቢ ኣበይ ዓዲ ኮን ይርከብ ይከውን?

እዚ ንርኦ ዘለና ምስሊ ብጣዓሚ ደስ በሃሊ መንበሪ ገዛን ዘመናዊ ኣስራራሓ ብተኽልታት ተኽልታት ብተኽልታት ዝተኸበበን መንበሪ እዩ። ንምኳኑ እዚ እዚ መንበሪ ኣብይ ኮን ይርከብ ይኾን ?

ናይ ሃይማኖታዊ መሳርሒ ንጥቀመሎም ዝተፈላለዩ ኣቑሑ ኣለዉ። እዚ እንሪኦ ዘለና ምስሊ ካዓ ሓደ ካፍቶም ናይ ሃይማኖት ኣቑሑ ዝኾነ መስቀል እዩ። ንምዃኑ እዚ መስቀል እዚ ዝሰርሖ መን ይመስለኩም?

እዚ ምስሊ ዘርእየና ብጣዕሚ ደስ በሃሊ ዘመናዊነቱ ዝሓለወ ህንፃ ኸምዘለዎ ኾይኑ ማለት እዩ:: ውፅኢት ዕንጨይቲ ዝኾነ ኸዓ ደስ በሃልቲ ከም ዓራት እና ኣርማድዮ እና ኻልኦት ውፅኢት ዕንጨይቲ እንኤዉ፡፡ ስለዚ እዞም ውፅኢት ዕንጨይቲ እዚኣቶም ናይ መን እዮም?

ኣብ ዝተፈላለየ ከባቢታት ዝርከብ ማሕበር ትካል ዕቋርን ልቃሕን ኣሎ፡፡ እዚ ንሪኦ ዘለና ምስሊ ከዓ ኣደዳይ ትካል ዕቋርን ልቃሕን ኣክስዮን እዩ፡፡ ንምዃኑ እዚ ትካል መስራቲኡ መን ኮን ይኸውን?

እዚ ምስሊ ዘርእየና ቡዙሓት ዝተአከቡ ሰባት እኔዉ፤ ከምኡውን ሰጥ ዝበለ ሜዳ ዝኮነ ዓዲ ተክልታት ሓደ ሓደ ተክሊታት ዘለዎ ቦታ እዩ ዝንኤ፡፡ እዘን አብኡ ዝንሄዋ መሳርሒታት ከዓ ናይ ሕርሻ መሳርሕታት እየን፡፡ ስለ እዚ እዘን መሳርሒታት ሕርሻ መን እየን ሹመን?

እዚ ምስሊ ዘርእየና ዝተፈላለየ መልክዕ ዘለዎም ጫማታት ዝሽየጠሉ ቦታ ምኳኑ እዩ። ስለዚ እዞም ጫማታት ብጣዕሚ እዮም ደስ በሃልቲ እኒሀው። ስለዚ እዚ ናይ እንዳ ጫማ ድንኳን አበይ ከባቢ ይርከብ?

እዚ እንሪኦ ዘለና ምስሊ አዝዩ ደስ በሃሊ ቦታ እዩ ዝኒአ፡፡ ዓብዪ ኦም እሞ አብ ትሕቲኡ ኻዓ ዘፅለሉ ብዙሓት ሰባት እኒሀው፡፡ ንምዃኑ እዚ ኦም ሽሙ እንታይ ዝበሃል ይመስለኩም?

እዚ ምሰሊ ዘሪአና ብጣዓሚ ደስ ባህሊ ህንፃ ባህላዊ ህንፃ ኮይኑ፤ ብጣዕሚ ደስስስ... በሃሊ እዩ እኒአ ማለት እዩ፡፡ እዚ ኸዓ ከም መስሕብ ቱሪዝም ኾይኑ ከም ዘገልግል የሪአና፡፡ ስለዚ እዚ ቦታ እዚ አበይ ከባቢ ዝርከብ ይመስለኩም?

ካብዚ ምስሊ ካብ ንሪኦ ማለት እዩ ብጣዕሚ ብጣዕሚ ዘመናዊ ዝኮነ ህንፃታት እኒአ። ፅርግይኡ እዉን ብጣዕሚ እዩ ደስ ዝብለካ ተክልታት እኒአዎ። ደረጅኦም ዝሓለው ድንኳናት እኒአው። ብጣዕሚ ደስ ብሃሊ እዩ ዝኒአ ማለት እዩ። ስለዚ ዚ ቦታ ኣበይ ይመስለኩም ?

እዚ ንሪኦ ዘለና ምስሊ ብጣዕሚ ደስ በሃልን ስሓብን ቦታ ኣብ ገጠር ከባቢ ዝርከብ ኮይኑ ባህላዊ ኣሰራርሓ ዝተከተለ እዩ። እዚ ከዓ ጥበብን ባህልን ናይ ቀዳሞት ኣያታትና የርኢ። ንምኳኑ እዚ ዝሰርሓ መን ይመስለኩም?

እዚ አብ ምስሊ እንሪኦም ዘለና አቦና ብጣዕሚ ደስ ዝብል አከዳድና ዘለዎም ተፈላጢ ሰብ እዩ። ንምኳኑ እዞም አቦና ሽሞም መን ይባሃሉ ይመስለኩም ?

እዚ እንሪኦ ዘለና ምስሊ ከተማ ከባቢ ኮይኑ ብጣዕሚ ደስ... በሃሊ ሰፊሕ ፅርጊያ ዘለዎ ተኽልታት እውን እዩ ዘለዎ፣ ንመጓዓዓዚ ከዓ ምችው ዝኮነ ቦታ እዩ። እዚ ቦታ አበይ ከባቢ ዝርከብ ይመስለኩም?

ኣብ እዚ ምስሊ ከም እንርእዮ ዘለና ብርክት ዝበሉ ሰባት እንኤዉ። ስላማዊ ሰልፊ እዮም ወፂኦም ዝንኤዉ፤ ይጭርሑ ከምቲ ዝራአዩ ዘለዉ ድማ ፅጉማት ነገራት እዮም ዝመስሉ። ስለ እዚ እዞም ሰባት ስለምንታይ እዮም ሰላማዊ ሰልፊ ወፂኦም ይመስለኩም?

እዚ ምስሊ እዚ ዘሪኢና ናይ ደገ አቁሑ አብ ዓድና መፅዮም ኸም ዝሽየጡ እዩ፡፡ ንአብነት እንተሪኢናዮም እቶም አብዚ ዝኒዉ አቁሑ ካብ ህንዲ ዝመፁ ሙዃኖም ፁሑፎም ይሕብር ስለዚ እዞም ነዞም አቁሑ እዚኦም ዘፍረየ ትካል እንታይ ይበሃል?

እዚ ኣብ ምስሊ ዝረኣየና ብጣዕሚ ገራሚ ዝኾነ ንዓይኑ ሰሓቢ ንኣእምሮኻ እውን መሐደሲ ዝኾነ ቦታ ብጣዕሚ ደስ ብሃሊ ማለት እዩ። ኣብ ልዕሊ ጎቦ ቤተ ክርስትያን እዩ ዝኒሀ ብጣዕሚ ደስ ባሃሊ ስለዙይ እዚ ቦታ ኣበይ ዝርከብ ይመስለኩም?

እዚ ንሪኦ ዘለና ምስሊ ዕዳጋ እዩ። ዝተፈላላየ ናውቲ ዝሽየጠሉን ዝዕደገሉን ዕደጋ ውፅኢት ሓፂነ መፂን ውፅኢት ዕንጨይቲ ዝኾን ንብዛሓት ንብረታት እንሄዉ። ንምዃኑ ናይ እዞም ንብረት በዓል ዋና መን ይመስለኩም?

እዚ አብ ምስሊ እንሪኦ ዘለና ብጣዕሚ ገፋሕ ዝኮነት ከተማ ዘመናዊ አስራራሓ ዝተከተለተ ብተፈጥሮ ዝደመቀት ሰባት ዝበዝሓ ከተማ እያ፡፡ እዛ ከተማ አበይ ከባቢ እትርከብ ይመስለኩም?

እዚ ምስሊ ከምቲ ንሪኦ ዘለና ብጣዕሚ ቆንጆ ዝኮነት ሓፍትና እኒህተት። ዝተቆነነት ከመኡ እውን ባህላዊ ክዳን ዝገበረት ደራፊት እያ። መጉሊሒ ድምፂ ሒዛ እኒሃ። ስለ እዚ እዛ ደራፊት እዚአ መን ትመስለኩም?

እዚ ኣብ ምሰሊ ንሪኦ ዘለና ብፀልማትን ብባህላዊ መንገዲ እናተጓዓዓዘ ዝርከብ ብዙሕ ሰብ ኣብ እዋን ፆም ይኹን ኣብ እዋን ስዕረት ንምግብነት ዝጥቀመሉ ውፅኢት ሕርሻ ዝኾነ ተኽሊ እዩ፡፡ ንምዃኑ እዚ ተኽሊ ኣበይ ከባቢ ዝበቖለ ይመስለኩም?

እዚ እንሪኦ ዘለና ምስሊ ኣብ ዝተፈላለዩ ከባቢታት ካብ ዝቦቕሉ ተኽልታት ሓደ እዩ። እዚ ተኽሊ ኣብ ከባቢ ቤት ትምህርቲ ወይ ክዓ ካሊእ ትካል ዝቦቐለ ተኽሊ እዩ እንሄ። ንምዃኑ እዚ ተኽሊ ሽሙ እንታይ ይብሃል ይኾን?

እዚ እንርእዮ ምስሊ ብጣዕሚ ደሰ ባሃሊ መዝናነይ ኣእምሮኻ መሐደሲ ዝኾነ ቦታ እዩ። ባህላዊ ዝመስል ግን ካኣ ዘመናዊ ኣሳራርሓ ዘለዎ ደስ ባሃሊ መዘናግዒ መናእሰይ እዮ። ስለዚ እዚ ቦታ እዚ ኣበይ ከባቢ ዝርከብ ይመስለኩም?

እዚ ንሪኦ ዘለና ምስሊ ጫካ በረኻ ኾይኑ ብጣዕሚ ቡዝሓት ሰባት ዘፍርሕዎ ንዓይነት ተሳሓቢ እንስሳት ተመን ዘለዎ እዩ። ንምኳኑ እዚ ቦታ አበይ ኮን ይርከብ ይኸውን ?

እዚ ኣብ ምስሊ እንሪኦ ዘለና ኣብ ከተማ ዝርከቡ ንቡዙሓት መናእሰይ ምንጪ መዝናነዪ ዝኾነ መሳርሒ እዩ። ንምዃኑ እዚ መሳርሒ ዝስ ዝሰረሐ ሰብ መን ይብሃል?

እዚ ምስሊ እዚ ዘሪአና ዝተፈላለዩ ኣቑሑ ዝሽየጠሉ ናይ ሸቀጣሸቀጥ ቦታ እዩ ።ካብዞም ኣቑሑታት ከዓ ዳይፐር እኒኤ፣ ሞዴስ እኒኣ። ስለዚ እዚ ድንኳን እዚ ናይ መን እዩ ?

እዚ ንሪኦ ዘለና ምስሊ ባህላዊ ኣሳራርሓ ዘለዎ ብጣዕሚ ደስ ብሃሊ ንዓይኒ ሰሓቢ ዝኾነ ናይ ሃይማኖት ቦታ ኾይኑ ኣብቲ ኸባቢ ከዓ ሓደ ኣቦ እኒሄው፡፡ እዙይ ቦታ ኣበይ ከባብ ዝርከብ ይመስለኩም?

እዚ ምስሊ ዘርእየና ዝተፈላላዩ ህዝቢታት ውይ ከዓ ሃገራት ዝውከላሉ ናይ ባዕለን ዝኾና ምልክት እንሄወን ማለት እዩ። እዚ ምልክት ፃዕዳ፣ ቀይሕ ከምኡ እውን ኣብ ዑፍ ትመስል ብክልተ ነገራት ዝሓዘት እዩ ዘርኤና ዘሎ እዚ። ስለ እዚ እዚ ምልክት ናይ መን መግለፂ መንንት እዩ።

እዚ እንሪኦ ዘለና ምስሊ ንዓይኒ ሳሓቢ ዘኮነ ቦታ ንመስሕብ ቱሪዙም ዝጥቀምሉ እዩ:: እዚ ቦታ አበይ ዝርከብ ይመስለኩም?

እዚ ኣብ ምስሊ እንሪኦ ዘለና ንዝተፈላለዩ ስራሕቲ እንጥቀመሉ መሳርሒ እዩ። ሽሙ ከዓ አባላዘር ይበሃል። ንምኳኑ ነዚ አባላዘር ዝበሃል ዝሰርሐ ሰብ መን ይመስለኩም?

ቡዙሓት ንመጋየፅታት እንጥቀመሎም ንብረታት ኣለው። እዚ ኣብዚ ምስሊ እዙይ እንረእዮ ዘለና ኣቅሓ ሓደ ካብቶም መጋየፅታት እዩ። ንምኳኑ እዚ መጋየፂ እዚ ናበይ ዓዲ ውፅኢት ሰራሕ ይመስለኩም?

እዙይ እንርእዮ ዘለና ምስሊ ብጣዕሚ ጥዑሙን ንዓይንካ ሰሓቢ ዝኮነን ምግቢ እዩ። ንምኳኑ ናይ እዚ ምግቢ ብኣብዝሓ ዝጥቀመሉ ማሕበረሰብ ኣበይ ከባቢ ዝርከቡ ይመስለኩም?

ኣብዚ ንሪኦ ዘለና ምስሊ ብርክት ዝበሉ ናይ ቀዳማይ ብርኪ ተምሃሮ ህፃውንቲ ዝኾነ በዓል እንዳኽበሩ እና ሕጒሳት ኮይኖም እንዳንጨብጨቡ ይርከቡ፡፡ ንምዃኑ እዞም ተምሃሮ ናይ ኣበይ ዓዲ ተምሃሮ ኾን ይኾኑ?

እዚ ምስሊ ዘርእየና ብጣዕሚ ደስ በሃሊ፣ ልምሉም ዝኮነ እና ጎልጎል ሰጥ ዝበለ ዓዲ ከም ዝኮነ፤ ካብኡ ካዓ አብዚታት ዝበቆሉ ከዓ ብመስመር ዝተዘርኡ ሰላጣታት እኒኤው፡፡ ሰላጣታት ከዓ ንምግቢታት ይውዕሉ እዮም፡፡ ሰለዚ እዚ መስኖ ናይ መን እዩ?

እዚ እንሪኦ ዘለና ምስሊ ብጣዕሚ ደስ ብሃልን ዘመናዊ ዝመስልግን ክዓ ባህላዊ ዝኾነ ናይ ንቱሪዝም መስሕብ ኮይኑ ዘገልግል ቦታ እዩ። ሰለዚ እዚ ቦታ እዚ መን ሰሪሕዎ ይመስለኩም?

እዚ እንሪኦ ዘለና ምስሊ ብጣዕሚ ደስ በሃሊን ሰሓቢ ኣሰራርሓ ዘለዎ ዓራት እዩ። እዚ ዓራት እዚ ከዓ ውፅኢት ዕንጨይቲ እዩ። ንምዃኑ ነዚ ዓራት እዙይ ዝሰርሐ መን ይመስለኩም ?

እዚ እንሪኦ ዘለና ምስሊ ብጣዕሚ ደስ ብሃልን ደረጅኡ ዝተሓለወ እና ዘመናዉነቱ ዝተረጋገፀ ህንፃ እዩ እንኤ። እዚ ህንፃ ቤት ብልዕን መስተን እዩ። ብጣዕሚ ደስ ብሃሊ እዩ። ሀዚ እዚ ህንፃ እዚ ዝሰርሐ መን ይመስለኩም?

እዚ ንርኦ ዘለና ምስሊ ብጣዕሚ ገፊሕን ንደስ በሃሊ ፅሪግያ ኮይኑ ብተኽልታት ዝተከበበ እዩ ዝኒሄ ። ካብኡ ከዓ ብርክት ዝበሉ ሰባት እንሂው። ንምኻኑ እቲ ፅርግያ መን ዝሰርሖ ይመስለኩም?

እዚ ምስሊ ዘሪአና ቡዙሓት ባህላዊ ፀወታታት ከምዘለው ካብዞም ባህላዊ ፀወታታት ሓደ ዝኾነ ከዓ ፅውፅዋይ እዩ፡፡ እዚ ፅውፅዋይ ነበረያ ነበረ ክኸውን ይክእል፡፡ ሕንቅል ሕንቅሊተይ ክኸውን ይክእል፡፡ እዚ ከዓ ንሱ እዩ ዘሪአና ማለት እዩ፡፡ ብጣዕሚ ደስ በሃሊ ቦታ እዩ፡፡ ሰለ እዚ ደራሲ ናይ እዛ ፅውፅዋይ ትብል እዚአ መን እዩ?

እዚ ምስሊ ከም እንሪኦ ዘለና ዝተፈላላዩ ዝሽየጡ እሽጋት ኣቁሑት እንሂው ። እዞም ኣቁታት ከዓ ንመመላኽዒ ይኹን ንምግብነት ክንጥቀመሎም ንኽእል ኢና። ብጣዓሚ ደስ በሃልቲ እዮም። ኣብ ዓበይቲ ዱንኳናት እዮም ዝሽየጡ ። ስለ እዚ እዞም እዚኣቶም ኣበይ ክንርኽቦም ንኽእል?

እዚ ምስሊ ዘርእየና ብጣዕሚ ደስ በሃሊ መስኖ ናይ ሽጉርቲ እዩ እንሄ። መሕለፊ መገዲ ከዓ እንኤዎ ቡኡ ምምሕልላፍ ይካአል እዩ:: ብመስመር እዩ ተዘሪኡ ዘንኤ። ስለዚ እዚ መስኖ ናይ መን ይመስለኩም ?

እዚ ንሪኦ ዘለና ምስሊ ተኽሊታት ዝበዝሖ ናይ መናእሰይ መዛናግዒ ኾይኑ ብዙሓት መናእሰይ ኸዓ እደተዛናግዑ ይርከቡ:: ንምኻኑ እዚ ቦታ ኣበይ ይርከብ ይኾውን ?

እዚ እንሪኦ ዘለና ብጣዕሚ ሰሓቢ ዝኮነ እፅዋት ኮይኑ ሰፊሕ ቆፅሊ ዘለዎን እና ዕንበባን ዘለዎን ተከሊ እዩ:: ንምካኑ እዚ ተከሊ አበይ ዝርከብ ይመስለኩም ?

እዞም ንሪኦም ዘለና ሰባት ማሕበረሰብ ሞስሊም እዮም፡፡ ብምኽንያት ሕጃብ ካብ ቤት ትምህርቲ ንዝተባበራ ደቂ አንስትዮ አሕዋትና ድምፂ ክኾኑ እዮም ወፅዮም እኒህው ።እዞም ማሕበረሰብ ሞስሊም አበይ ከባቢ ይመስለኩም?